እዚ ምስሊ ዝርአየና ዘሎ ሓደ ናይ ሕርሻ ቦተ ኾይኑ ኣብ ምስሊ ዝረአይና ዝተፈላለዩ ዓይነታት ተኽሊ ዘርኢ ምስሊ እዩ እነሀ።

እብዙዬ ዝረአየና ዘሎ ምስሊ ናይ ዝተፈላለዩ ስራሕቲ ከምኒ መፀገኒ ሞባይል ኣፋቲ በሪ ናይ መፋለጢ እዩ ዝኒሆ። ናይ መሸጢ ኽዳውንቲ ከም ዘሎ ዘርእየና ዘሎ ምስሊ እዩ።

እዚ ኣብ ምስሊ እኒሆ እንሪኦ ናይ ሓደ እንስሳ ኮይኑ እቲ እንስሳ ድማ ጊመል እዩ እኒሆ ዝኾነ ኣብ ላዕሉ ተሸኪሙ ከም ዝጓዓዝ ዘሎ እዩ ዘሪእየና ዘሎ እቲ ምስሊ።

እዚ ኣብ ምስሊ ዝረኣየና ዘሎ ናይ መሰረታዊ ግልጋሎት ኮይኑ መጫወቲ ኩዕሾ እስታድየም ከምዘሎ እዩ።

እዚ ኣብ ምስሊ ዝረአየና ዘሎ ናይ ንግዲ ኮይኑ ሓንቲ ሰበይቲ ቡዙሓት ኣባጊዕ ዝኮነ ዝስተ ድዩ ወይ ዝብላዕ እንዳ ሃበተን ዘርኢ ምስሊ እዩ፡፡

እዚ ኣብ ምስሊ ዘሎ ናይ ተፎጥሮ ኣከባቢ ኾይኑ ናይ ገዛ ብደጊኡ ኣትኽልቲ ከሞ ዘለዎ የርእየና ኣሎ።

እዙዬ እንሪኦ ዘለና ምስሊ ሓደ ናይ ስራሕ ቦታ ኾዮኑ አአ ዝተፈላለዩ ሰባት ናይ ገዛ እንዳሃደሙ ተሃዲሙ ሓደ ዓንዲ ዶው እንዳበሉ ዘርኢ ምስሊ እዩ።።

እዚ ምስሊ ዝረአየና ዘሎ ኣብ ፅርግያ ኮይኑ ናይ ንግዲ መተዓዳደጊ ኮይኑ ንብረታት ዝሽየጠሉ ቦታ ማእከል እዩ እንአ፡፡

ኣብዚ ምስሊ ዘርእየና ዘሎ ኣብ ናይ ሓደ ስራሕ ቦታ ኮይኑ ናይ እስፖርቲ ኮራንብላ ዝባሃል ጨወታ እንዳተጨወቱ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ናይ ቤተክርስትያን ኣብ ፀግዒ ኮርኖ ወይ ድማ እንባ ከም ዘሎ ምስሊ የርእየና ኣሎ፡፡

ኣብቲ ምስሊ ዝረአ ዘሎ ሓደ ናይ መሸጥን መተዓዳደግን ኮይኑ ካፍቲ ናይ ስፖር ማርኬት ፊት ንፊቱ ዝንሃ ባጃጅ ናይ ተሽከርከርቲ ዘላ ኮይና እቲ ድኳን ሃህ ኢላ ከምዘሎ ዘርኢ ምስሊ እዩ፡፡

አብዚ ምስሊ ዝረአየና ዘሎ ሓደ ናይ ሕርሻ ምግብና ኮይኑ አብቲ ናይ ሕርሻ ድማ ሓደ ሰብአይ እንዳሓረሰ ሓደ ሰብአይን ሓንቲ ሰበይትን ደድሕሪኡ እንዳዘርኡ ዘርኢ ምስሊ እዩ ዝኒሀ።

እዙይ ዝርአየና ዘሎ ምስሊ ሓደ ናይ ሃይማኖት ትካል ኮይኑ አብዚ ናይ መእተዊ በሪ ከባቢ እንዳሰዓሙ እቲ ቤተክርስቲያን ርዕሰ አድባራት ወገዳማት አክሱም ጽዮን ቤተክርስትያን ዝብል እኒሄ።

እዚ እንሪኦ ዘለና ምስሊ ናይ ሓደ ኣከባቢ ተፈጥሮ ኾይኑ ናይ መንጫዕጫዕታ ማይ ሰብ ብታሕቲ ኾይኑ ብመንጫዕጫዕታ እናተሓፀበ ዘርእየና ምስሊ እዩ እኒሀ ።

እዚ ኣብ ምስሊ ዝረአየና ዘሎ ናይ ጥበብን ባህልን ኮይኑ ናይ ሓደ ጥበብ ኮይኑ ኣብ መንደቅ ተንጠልጢሉ ዝርከብ ሽሙ ሌማት ወይ ድማ ብሓደሓደ ከባቢታት ሰተታ ይባሃል እዩ ናይ እንጀራ መውፅኢ እዩ፡፡

አብዚ ምስሊ ዝርአየኒ ዘሎ ሓደ ናይ ስራሕ ቦታታት ኮይኑ ከም እኒ መፋለጢ ናይ ስራሕ ወርቅን ብሩሩን ናይ ሆቴል ዋልያ ናይ መሸጢ መቀያየሪን መኪና ዝብል አብኡ ብፍላይ ክዳውንቲ ከም ዘሎ ናይ ክዳን መሸጢ ከምዘሎ አብ ፅርግያ እዩ ዘርእየና ዘሎ።

እዚ እንሪኦ ዘለና ኣብ ርእሲ ጎማ ፀሊም ኮይኑ እቲ ጫማ ብናይ እንስሳ ቆርበት ዝተሰርሐ ነዊሕ ክሳብ ሸኮና ከባቢ ዝበፅሕ እዩ፡፡

እዚ ሞስሊ እንሪኦ ዘለና ሓደ ናይ መፋለጢ ተተኪሉ ኾይኑ ዘሎ ብሓፂን ዝተሰርሐ እቲ ምስሊ ድማ እንዳ ኣቡነ ገዳም ሊቃኖስ ማይበራዝዮ እዩ።

እዚ እንሪኦ ዘለና ምስሊ ናይ ሕርሻን ናይ ግብርናን ኮይኑ ተክሊ ብመስመር ተዘሪኡ ወይ ድማ ተተኪሉ ከም ዘሎ ዘርኢ ምስሊ እዩ ዝኒሀ፡፡

እዚ ዘርእየና ዘሎ ምስሊ ሓደ ናይ መሠረታዊ ግልጋሎት ኮይኑ ደቂ ተባዕትዮ ዝቕምቀምሉ ኮይኑ ኣብ ላዕሊ ታፔላ ከም ዘሎ ተስፋይ ስራሕቲ ፀጉሪ ደቂ ተባዕትዮ ዝብል ዘርእየና እዩ።

እዚ አብ ምስሊ ዝረአየና ዘሎ ሓደ ናይ መጋየፂ ኮይኑ ብሃይማኖት ኣብ ክሳድካ ዝዕነቅ ናይ ኦርተዶክስ ተዋህዶ ኮይኑ ብኦም ዝተሰርሐ እዩ፡፡

እዚ ኣብ ምስሊ ዝረአየና ዘሎ ናይ ለካቲት 11 መሰረት ፅንዓትን ዓወትን ዝብል ሓወልቲ ሓደ ሰብኣይ ካዓ ኣብኡ ደው ኢሉ ከም ዝረአየና ዘሎ እዩ ዘመላክት፡፡

አብዚ ምስሊ ዝረአየና ዘሎ ናይ ሓደ ናይ መገያየፂ ኮይኑ ናይ ምስሊ ሓወልቲ አክሱም ዘለዎ ቅርሲ ዝተሰርሐ ዘርኢ ምስሊ እዩ እኒሃ።

ኣብ እዚ ምስሊ ዘርእየና ዘሎ ናይ ሓደ እግሩ በትሪ ገይሩ ወይ ድማ ብጫምኡ ሽራክ ዝተባሃለ ረጊፁ ከም ዘሎ የርእየና ኣሎ፡፡

ኣብዙይ እንሪኦ ዘለና ቦታ ናይ መሸጢ መሠረታዊ ግልጋሎት ኾይኑ ናይ ፈሓም መሸጢ ክሻ ኣብ ፍሓም ኣትዩ ይረአየና ኣሎ።

እዙይ እንሪኦ ዘለና ምስሊ ሓደ ሰብአይ ኮፍ ኢሉ ፃዕዳ ነፀላ ገይሩ ሓንቲ ሰበይቲ ጀዲድ ወይ ጥልፊ መሳሊ ተከዲና ተጎንቢሓ እንዳአሕፀበቶ ዝረአ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ዓብዩ ፎቅ ናይ ቤት ምግብን መሦተን ኮይኑ በቲ በሪ ፊት ንፊት ዝረእየና ዘሎ እዩ።

እዚ እንሪኦ ዘለና ናይ ተፈጥሮ ኣከባቢ ኮይኑ ብሰውሕን ናይ ጎቦታት ዘለዎ ቦታ እዩ ዝነሄ፡፡

እዚ ናይ ትምህርቲ እዋን ከም ዝኮነ ዘርእየና እተን ተማሃሮ እንዳሰምዓ ወይ ድማ እንዳዳመፃ ዘርእየና ምስሊ እዩ ዝነሄ፡፡

እዚ ኣብ ምስሊ ዝረአየና ዘሎ መንበሪ ገዛ ገዛን ፍርቁ ማዕፆ ተገይርዎ ካሊእ ድማ ዘይተሰርሐ ዓንድታት ደው ኢሉ ከም ዘሎ ዘርኢ ምስሊታት እዩ፡፡

እዚ ዝረአየና ዘሎ ምስሊ ኣብ ቤተ ክርስትያን ኮይኑ ኣብ ናይ ሃይማኖት ቤተ ክርስትያን ኮይኑ ብዙሕ ሰብ ናይ ሃይማኖት ትምህርቲ እንተማሃረ ኮፍ ኢሉ የርእየና ኣሎ፡፡

እዚ እንሪኦ ዘለና ምስሊ ናይ ሃይማኖታዊ ክብረ በዓል ኮይኑ ሓንቲ ተሽከርካሪት ውፅኢት ናይ ሓርማዝ እንዳጎተታ ናይ መልኣክ ፎቶ ኮይኑ ከም ዘሎ ዘርእየና ምስሉ እዩ፡፡

እዚ ምስሊ ዝረአየና ዘሎ ሓደ ኣብ ናይ ቤት ትምህርቲ ኮይኑ ሓደ መምህር ኣብ ክላስ ኣትዩ እዞም ተማሃሮ ድቢዛ ገይሮም እንዳምሀሮም ዝረአ ምስሊ እዩ፡፡

ኣብዚ ምስሊ ዝረአየና ዘሎ ሓንቲ ናይ ገዛ ኣቁሑት ኮይና ፍንጃል ናይ መስተይ ቡና ተቀሚጣ ኣብ ውሽጣ ማንካ ከም ዝኣተወ ዘርኢ ምስሊ እዩ ዝኒሀ፡፡

እዚ ኣብ ምስሊ ዝረአየና ዘሎ ናይ እንስሳ ኣብ ግንባሮም ዝወፅእ ኮይኑ ሽሙ ድማ ቀርኒ ይባሃል፡፡

ኣብዙይ ምስሊ ዝርእያን ዘሎ ሓደ ናይ መስተታት ኣልኮል ኮይኑ እቲ ናይ መፈልጥኡ ዘለ ተለጥፍንየ ኣብቲ ጥርሙዝ ናይ ካሜላ ዝብል ምስሊ ኸም ዘለዎ ዘመለኻኽት እዩ።

እዙይ እንሪኦ ዘለና ናይ ንግድን መተዓዳደግን ኾይኑ ኣፍቲ በሪ ዘሎ ሓደ ንኣብነት መሸጥን መዐደግን ኮምፒተር ተዛመድቲ ኣቁሑት ዝብል ናይ መፋለጢ ዘመላኽት እዩ።

እዙይ ኣብ ምስሊ ዝርአየና ዘሎ ናይ ሓደ ሰብ መርገፂ ጫማ ኾይኑ ታሕቱ ካብ ናይ ጎማ ናይ መኪና ዝተሰርሐ ኮይኑ ፣ብላዕሊ ድማ ጨርቂ ዝተሰርሐ ዘሪኢ ምስሊ እዩ።

እዚ ኣብ ምስሊ ዝረአየና ዘሎ ሓደ ናይ ሃይማኖታዊ መስቀል ኮይኑ እቲ መስቀል ካብ ኦም ዝተሰርሐ እዩ ዘርእየና ዘሎ፡፡

ኣብዚ ምስሊ ዝረአየና ዘሎ ሓደ ናይ ሕብረተሰብ መንበሪ ገዛ ኮይኑ እቲ ገዛ ዝተሰርሐሉ ድማ ብቸንዳን ናይ ዝተፈላለዩ ናይ ኣትክልቲ ጨናፍር ዝተሰርሐ ዘርእየና ምስሊ እዩ፡፡

እዚ እንሪኦ ዘለና ምስሊ ኣብ ቤተ - ክርስትያን ናይ ዝቅመጦ ገንዘብ ወይ ድማ ምድዋይ ምፅዋት ከም ዝባሃል

ኣብዚ ምስሊ ዘርእየና ዘሎ ሓደ ናይ ጥበባት ኮይኑ ንኣብነት መንፊት፣ ፈርኔሎ፣ መንከሽከሽ ዘርኢ ምስሊ እዩ፡፡

እታ ዝረኣየና ዘሎ ምስሊ ናይ ቤት ምግብን መስተን ኾይኑ ኣብ ደገ በሩ በ ኣፍቲ ደገ አፌት ናይ ታሕታ ታሕቱ ገና ማዕፆ ብቤትሮ ኾይኑ ኣብ ላዕሉ ድማ ዘይተሃደመ ምስሊ እዩ።

ኣብዚ ምስሊ ዘርአየና ዘሎ ሓደ ዝሸንተረ ሰብኣይ ኣብ ላዕሊ ኣብቲ ዝተሸንተረ ፀጉሪ ኣበ ላዕሉ ጠስሚ ገይሩ ዘርኢ ምስሊ እንአ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ መጋየፂ ኮይኑ ኣብ ኢድካ ዝእሰሩ ሰዓት ኣብ ጣውላ እንአዉ፡፡

ኣብቲ ምስሊ ዝረአየና ዘሎ ሓደ ናይ መፋለጢ ትካል ኮይኑ እቲ መፋለጢ ድማ ባልትና ኣትክልት መሸጢ ቲቲ ዝብል ኣብቲ ከባቢ ድማ ኣድራሻ ጣብያ ሓየሎም ዝብል ዘሎ እዩ፡፡

እዚ ኣብ ምስሊ እንሪኦም ዘለና ናይ መስራቲ እና ናይ ህዝባዊ ሓርነት ትግራይ ኮይኖም ኣቦ ስብሓት ነጋ ከም ዝኮኑ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኣ ዘለና ሰበይቲ ናይ ፋሽን አቋንና ፅፍራ ከም ዘሎ ኮይኑ ክዳና ድማ ጥልፊ ገይራ እኒሃ፡፡

እዛ ምስሊ እንሪኣ ዘለና እንስሳ ኾይና ሽማ ድማ ሰጎን ትበሃል።

እዚ ኣብ ሙስሊም ምስሊ ልራኦልናዮ አብ ትምርቲ ናይ ኮምፒተር ትምርቲ ለርኢ ብዙሓት ኮምፒተራት እና ጠረፔዛ ወምበራት ለለውዎ ለርኢ ምስሊ እዩ ማለት እዩ ።

እዚ ኣብ ምስሊ ዝረአየና ዘሎ ሓደ ከልቢ ኣብ ቅድሚቱ ፃዕዳ ዝተረፈ ኣካላቱ ፅልም ዝበለ ዝረአየና ዘሎ ኩርኩር ከም ዝኮነ እዩ ዘርእየና ዘሎ፡፡

እዚ እንሪኦ ዘለና ናይ መፋለጢ ኮይኑ ቴክኖ ዝብል ዓይነት ሞባይል ከም ተለጠፈ መሲሊ እኒሀ፡፡

ኣብዚ ምስሊ ዝረኣይና ናይ ገዛ እንስሳ ኮይኖም ወይ ድማ ናይ በረካ እንስሳ ኮይኖም ኽልተ ኣካልብ ፀለምቲ መልሓስም ኣውፂኦም ከም ዝረአዩና ዘለው።

እዚ ኣብ ምስሊ ዝረአየና ዘሎ ናይ ሱፐር ማርኬት ኣቑሑት ኮይኑ ናይ ባዝሊን ናይ ጨጉሪ መፀለሚ እና ናይ ሳሙና ከም ዘለዎ ይረአየና ኣሎ፡፡

እዚ ኣብ እቲ ቅድሜና ዝረአ ዘሎ ናይ ሕርሻን ግብርናን ኮይኑ ናይ ንህቢ ዘመነዊ ንህቢ ከም ዝቅመጡ ዘርኢ ምስሊ እዩ፡፡

ኣብዚ ምስሊ ዝርአየና ዘሎ ናይ ሃይማኖት ኣባ ኾዮኖሞ ቆቢዕ ገይሮም ኮፍ ኢሎም ከም ዘለው ይርአየና ኣሎ። ወይ ድማ ፈላሲ እዮም።

እዚ እንሪኦ ዘለና ኣብ ምስሊ ካብ መዳባርያ ዝተሰርሐ ወይ ካብ ክሻ ዝተሰርሐ ናይ መንገፊ ጭራ ካብ ኦም ኢዱ መትሐዚ ዝተሰርሐ ኡሽ መበሊ ከም ዝኾነ የሪአና።

እዙይ እንሪኦ ዘለና ናይ መህጠሪ ከፍቲ ክልተ ሰባት ንከፍቲ እናፈተፈቱ ሰለስተ ከፈቲ አብ መህጠሪ ከም ዘለዉ የምልክተና።

ኣብ ቤት ትምህርቲ ቡዙሓት ዓጀባ ዝገብራ ተማሃሮ ከም ዘለዋ ዘርእየና ምስሊ እዩ፡፡

እዚ ናይ ቤት ምግብን መስተን ኮይኑ አፍቲ ናይ ደገ መፍለጢ ድማ ባር ና ሬስቶራንት ዝብል ከም ዘለዎ ኣፋቲ ናይ ደገ በሪ መእተዊ ድማ ሓደ ሰብአይ ኮፍ ኢሉ ናይ ከፍ መበሊ ከም ዘሎ እዪ ዘመላኽት::

እዛ ኣብ ምስሊ እንሪኦ ዘለና ሓደ ናይ መንበሪ ገዛ ኾይኑ ኣብ ገጠር ዝስራሕ ብናይ ሳዕሪ ጌሩ ዝስራሕ ጎጆ ዝተብሃለ እዩ።

እዚ ኣብ ምስሊ እንሪኦ ዘለና ናይ መስታታት ወይ ድማ ኣልኮላት ኾይኑ ከምኒ ኣዋሽ፣ ጉደር ፣ከሜላ ፣ቢራ ከም ዘሎ ዘርኢ ምስሊ እዩ።

እዚ ኣብ ምስሊ እንሪኦ ዘለና ተኽሊ ወይድማ እፅዋት ኣብ ፅርግያ ኾይኑ ናብ ፀግዒ ገዛ ሽሙ ድማ ፓፓዮን ማንጎን ከምዝኮነ የሪአና።

እዚ ኣብ ምስሊ ዝንሄ ሓደ ናይ ፖለቲካ መራሒ ኣብ ሓደ ናይ ትግራይ ባንደራ ጌሩ እቶም ዝተረፉ በቲዩን በቲዩን ናይ እስላም እስልምና ቆቢዕ ጌሮም ከም ዘለዉ የርእይ እዩ፡፡

እዚ እንሪኦ ዘለና ሓዲሽ ሕሩስ ኾይኑ ብ ዝኾነ ብጭዃሮ ወይ ብማጋፍያ ሓዱሽ ማይ ከም ዝሰተየ ይርአየና ኣሎ።

ኣብዙይ ምስሊ ዝረአየና ዘሎ ናይ ስራሕ ቦታ ኮይኑ እንጀራ ኣብ ሸሓነ ጌራ ዝተፈላለዩ ፀብሒን ዝቐረበቶ ዘርኢ ምስሊ እዩ ዝንሄ፡፡

እዚ ሓደ መፋለጢ ኮይኑ ኣብዚ ምስሊ ድማ ፋብሪካ ሳሙና ሓላፍነቱ ዝተወሰነ ውልቀ ማሕበር ፋኖስ ከምዝኮነ የርእየና ኣሎ፡፡

እዚ ናይ ሃይማኖት መስዐሚ ቤተክርስትያን ኾይኑ እንዳሰዓሙ ብብጫ፣ ቀይሕ ዝተመለኸዐ ገመድ ተዘርጊሑ ከም ዘሎ ይርአየና ኣሎ።

ኣብዚ ምስሊ እዚ ዝረአየና ዘሎ ናይ ንግድን መተዓዳደግን ኮይኑ ኣፍቲ ፅርግያ ተሰጢሑ ዝንአ ናይ ዝተፈላለዩ ጫማታት ዝሽየጥ ሕብርታትን ዝሽየጥ ዘሎ እዩ ዘርእየና ዘሎ እቲ ምስሊ፡፡

እዚ እንሪኦ ዘለና ምስሊ ሓደ ካፍቶም ናይ ቤት መፅሓፍቲ ኾይኑ አፍቲ ናይ ዝተለጠፈ ድማ ዓድግራት ቪዠን ህዝባዊ ቤት መፅሓፍቲ ዝብል ከምዘሎ እዩ።

እዚ ኣብ ምስሊ ዝረአ ዘሎ ናይ ፋሽን ክዳን ኮይኑ እዛ ሰበይቲ ብዕምበባ ሒዛ ቤሎ ክዳን ተከዲና እኒሃ፡፡

አብዚ ምስሊ ዝረአየና ዘሎ ናይ ገዛ አቅሑት ኮይኑ ካብ ሓፂን ዝተሰረሐ አብ ማእከሉ መቀብኢ ንጥረታት ዘለዎ እዩ። ወይ ድማ መብልዒ እንጀራ።

እዚ ምስሊ ኣብ ፅርግያ እንዳሰርሓት ሓንቲ ናይ ትራንስፖርት ተሽከርከርቲ ኮይና ናይ ፅርግያ እንዳኣዕረየት ወይ ድማ ግሪደል ዝተባሃለት ከም ዝኮነ ይረአየና ኣሎ፡፡

ኣብዚ ምስሊ ዝረአየና ዘሎ ካብ ጨጉሪ ኣቀማቅማ ኾይኑ ላዕሉ ጨጉሪ ዝተወሰነ ጨጉሪ ዘለዎ ብታሕቲ ዝተመለጠ ዘርእየና ዘሎ እዩ።

እዚ ኣብ ምስሊ እንሪአን ዘለና ሓደ ስራሕ ኮይኑ ናይ ኣጨዋውታ ኮሊለን ቆልዑ ሓንቲ ኣብ ማእከለን ኮይና ከም እትከታተለን ከም ዘላ የርእየና፡፡

እዚ ኣብ ምስሊ ዝረአየና ዘሎ ሓደ ናይ ጫማ ረጉፁኣእጋሩ ክፍቲ ጫማ ካብ ቆርበት ዝተሰርሐ ወይ ድማ ጎማ ጫማ ከም ዝገበረ ዝፍለጥ እዩ፡

እዚ ምስሊ እንሪኦ ዘለና ምስሊ ናይ እንስሳ በረካን ናይ ገዛን ኮይኑ ሰሙ ድማ ጊመል እዩ ዝበሃል።

ኣብዚ ምስሊ ዝረአየና ዘሎ ሓደ ናይ ቤት ትምህርቲ ኮይኑ እቶም ተምሃሮ ኮፍ ኢሎም ኣብ ወንበር እዚ መምህር እንዳምሃሮም ዘርኢ ምስሊ ከም ዘለው እዩ ዘመላኽተና ዘሎ፡፡

ኣብዚ ምስሊ ዝርእየና ዘሎ ብናይ ላዕለዋይ ሽፋን ዝተሸፈነ ዘለዎ ክስታይ ቁፅሪ 2 መፅሓፍ ወግዒ ዝተበሃል ብግርማይ ገብሩ ብ2006 ዓ/ም ከም ዝተሓተመ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ ገዛን ወይ ናይ ቢሮ ኣቁሑትን ኮይኑ ካብ ጨርቅን ካብ ሓፂንን ዝተሰርሐ ወንበር ዝርአ ምስሊ እዩ።

ብዛዕባ ሓደ ትካል ስም እንታይ ከም ዝሰርሕን ዝህቦም ውፂኢታትን ብቀረባ ኣንቢብካ ንምርዳእ ዘኽእል መፋለጢ

ኣብዚ ምስሊ ዝረአ ዘሎ ተማሃሮ ኣብ ናይ ቤት ትምህርቲ ኣብ ወንበር ዘይኮነ ክፍሊ ኣብ መድሐ ኮፍ ኢለን ዝመሃራ ዘለዋ ዘርኢ ምስሊ እዩ፡፡

ኣብቲ ምስሊ ዝራኣየና ዘሎ ሓደ ናይ እፅዋት ዘርፊ ኮይኑ እቲ እፅዋት ድማ ዓውሒ እናተባሃለ ይፅዋዕ።

እዛ ኣብ ምስሊ እትረአየና ዘላ ዓይነታት እንስሳ ኾይና ሸማ ነፋሒቶ ትበሃል። ወይ ድማ ኣብ ቆፅሊ እንተኾይና ቆፃል ትኸውን ኣብ ብጫ እንተኾይና በጫ ከም እትኸውን እያ እዛ እንስሳ።

ኣብዚ ምስሊ ዝርአየና ዘሎ ሓደ ናይ ካብ ኣትክልቲ ዝተሰርሐ ናይ መስተታት ወይ ድማ ፅሟቅ ከም ዝኾነ ኣብ ብርጭቆ ከሞ ዘሎ ዘርኢ እዩ።

እዚ ምስሊ እንሪኦ ዘለና ዜና ኣውታር ኮይኑ ኣብ ናይ ተፈናቀልቲ ቦታ ኾይኑ ኽልቴ ሓደ ወዲተባዕቸይ ሓንቲ ጓል ኣነስተይቲ ይርአየና ኣሎ።

እዙይ እንሪኦ ዘለና ምስሊ ናይ ሕርሻ ኾይኑ ብተኽልታት ዝኒኦዎ ዕንበባ ኸም ዘለዎ የርኢ።

እዛ እንሪኣ ዘለና ናይ ትራንስፓርት ተሽከርካሪት ኾይና፤ በዚ ቅድሚት ዝርአየና ዘሎ ናይ ጊመል ምስሊ እውን እንሄዎ።

እዚ ኣብ ምስሊ እንሪኦ ዘለና ተኽልታት ኾይኑ እቲ ሓደ ምሸላባሕሪ ብሸዊቱ እቲ ሓደ ድማ ናይ ምሸላ ዘለዎ ከም ዝኾነ ኣፍቲ ፎቶ የመላኽት እዩ።

እዚ ኣብ ምስሊ እንሪኦ ዘለና ሓደ ካፍቶም ናይ ባህላዊ ህክምና ተኽሊ ኾይኑ ሽሙ ድማ ቆልቋል ይበሃል።

እዚ ኣብ ምስሊ እንሪኦ ዘለና ናይ ስፖር ማርኬት ኣቁሑት ኮይኑ ከም እኒ ቸንቸሮ፣ ሎግያሪ እና ብሽኩቲ ከም ዘለዎ መሲሉ የርእየና አሎ፡፡

እዚ ኣብ ምስሊ እንሪኦ ዘለና ጀነራል ዮውሃንስ ወ/የወርግስ ኮይኑ ናይ ሰራሕ ሞይኡ ድማ ናይ ኣርሚ ሓላፊ

እዙይ ኣብ ምስሊ ዝርአ ዘሎ ናይ ሓደ ናይ ሃይምኖት ኣባ ናይ ኣክሊል ገይሮም መፅሓፎ ቅዱስ ኣብ ማእገሮም ሒዞም ከም ዘለው ዘሪኢ ምስሊ እዩ።

እዙ እንሪኦ ዘለና ምስሊ ኣፍቲ ቅድሚት ናይ ሕሩስ ምስሊ ኾይኑ ካብኡ ቅፅል ኢልና ድማ ናይ በረዶ ምስሊ የርአየና ከም ዘሎ የመላክት።

ኣብቲ ምስሊ ዝረየና ዘሎ ሓደ ናይ መሰረታዊ ግልጋሎታት ኮይኑ ኣብ እቲ መእተዊ በሪ ዝተፈላለዩ ዝወደቁ ኤሌክትሪካት እና ባንዴራ ትግራይን ባንዴራ ኢትዮጵያን ዘለዎ ኣብ ውሽጢ በሪ ተሰቂሉ ከም ዘሎ ዘራኢ ነገር እዩ።

ኣብዚ ምስሊ ዘርኢ ናይ ሃይማኖት ኣቦታትና ኣቅሽቲ ኣብ ሓደ ገዛ ተኣኪቦም ዝስተ መስተ እንዳ ሰተዩ ዘርኢ ምስሊ እዩ፡፡

እዚ ናይ ሃይማኖት ኮይኑ ኣብ ርእሲ እቲ ቤተ ክርስትያን ዝቅመጥ ናይ ካብ ብሩር መሳሊ ዝተሰርሓ ናይ መስቀል ምልክት ዘለዎ እዩ፡፡

ኣብዚ ዘርእየና ዘሎ ምስሊ ሓደ ናይ ቤት ምግብን መስተን ኮይኑ ዓብይ ፎቅ ዝረአ ዘሎ ናይቲ ፎቅ ድማ ኣፍቲ ቅድሚቱ ክልተ መካይን ከም ዘለዋ ዘርኢ ምስሊ እዩ፡፡

እዚ ኣብ ምስሊ ዝርአየና ዘሎ ናይ ተፈጥሮ ኣከባቢ ኾይኑ ብዝተፈላለዩ ናይ እኽሊ ዝራእቲን ከምተዘርአ ዘርኢ ናይ ገደብ ዘለዎ ዘርኢ ምስሊ እዩ።

እዚ ኣፍቲ ምስሊ ዝርአየና ዘሎ ሓደ ካብ ተፈለጥቲ ሰባት ናይ ሃገረ ኤርትራ ፕረዚዳንት ኣቶ ኢሳያስ ኣፎወርቂ እዩ።

እዚ ኣብ ምስሊ ዝርአየኒ ዘሎ ሓንቲ በቕሊ መጋየፂ ጌራ ልጓማ ጌራ ናይ ኮረቻ ኣስቂላ ቀይሕ ብቀይሕ ኸም ዘላ የመላክት።

እቲ ኣብ ምስሊ ዝረአነና ዘሎ ሓደ ካብ ቱራዝም ኾይኑ ዝተፈላለዩ ዛዔጎላት ተሸሊሙ ኣብ ውሽጡ ሽክና ዝተብሃለ ከም ዝተቀረፀ እኒሀ።

እዚ ምስሊ እንሪኦ ዘለና ሓደ ናይ ንግድን መተዓዳደግን ኾይኑ ኣብ ናይ ሓደ መቀመጢ ኽሻ ኾይኑ እዚ ዓይነት መተዓዳደጊ ድማ ቡና ኽምዘሎ እዩ ዘመላኽት።

እዚ ኣብ ምስሊ እንሪኦ ዘለና ሓደ ናይ ቤት ምግብን መስተን ኮይኑ ኣፍ እቲ ናይ መእተዊ በሪ ዝረአ ዘሎ ኣብቲ ናይ መፋለጢ ኣንቲካ ናይ ፍሉይ ናህላዊ ምግቢ ኣደራሽ ዝብል ከም ዘለዎ ዘርኢ ምስሊ እዩ፡፡

እዛ እንሪኣ ዘለና ሰበይቲ ናይ ፋሽን ወይ ድማ ጥልፊ ዝተብሃለ ኽዳን ተኸዲና ኸም ዘላ ዘርእየና ምስሊ እዩ እኒሀ

ኣብዚ ምስሊ ዘርእየና ዘሎ ካብ ዓይነታት ምግቢ ኮይኖም ዝተፈላለዩ ፀብሒ ዘለዎ ኮይኑ ኣብ ርእሲ ሸሓነ እንጀራ እንአ፡፡ እዚ ፀብሒ ሕልበት፣ ቀስር፣ ጎሞን ካሎኦት ካልኦትን ከም ዘለዎ ዘርኢ ምስሊ እዩ፡፡

ኣብ'ዚ ምስሊ ዝረአ ዘሎ ሓደ ናይ ትግራይ ፕረዚዳንት ወይ ድማ ግዝያዊ ፕረዚዳንት ኣቶ ጌታቸው ረዳ ማይክረፎን ወይ ናይ መደረ እናስምዐ።

እዚ ኣብ ምስሊ እንሪኦ ዘለና ናይ ሓደ መጋየፂ ኮይኑ መማላክዒ ናይ ኣብ ከንፈርካ ኣብ ከንፈረን ዝገብርኦ ናይ ደቂ ኣንስትዮ መማላክዒ እዩ፡፡

እዚ ኣብ ምስሊ ዝርአ ዘሎ ናይ ተፈጥሮን ኣከባብን ኾይኑ ብርሑቅ ኾይና ጎቦታትን ናይ ገጠራት ገዛታት መሲሉ ይረአየና ኣሎ።

እዛ እንሪኦ ዘለና ፎቶ ወይ ድማ ምስሊ ኣብ ርእሲ ናይ መንደቅ ገዛ ኾይኑ እቲ ኣብ ርእሲ መንደቅ ዘሎ ድማ ናይ እፅዋት ዕንበባ ብቀይሕ ከምዘሎ ይረአየኒ።

እዚ ምስሊ እንሪኦ ዘለና ናይ ቤት ምግብን መስተን ኮይኑ ናይ ሓደ ናይ ወይኒ ደው ኢሉ ከም ዘሎ ካቡኡ ናይ መስተዪ ወይኒ ተደፊኡ ተቀሚጡ ከም ዘሎ ዘርኢ ምስሊ እዪ እኒሀ።

እዚ እንሪኦ ዘለና ምስሊ መንበሪ ገዛ ኾይኑ ሓደ ቆልዓ ኣብ ትሕቲ መዛበብያ ናይ ጎጆ ናይ ሓንቲ ድሙ ኾይኖም እቲ ገዛ ካብ ሳዕሪ ዝተሰርሐ ጎጆ ይበሃል ።

ኣብዚ ምስሊ ዝኒሀ ባንዴራ ኮይኑ ናይ ውድብ ወያነ ሓርነት ትግራይ ባንዴራ ከም ዝኮነ ዘርእየና ምልክት እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ ዜና ኣውታር እንዳተመሓላለፈ ብተማሃሮ አብ ክፍሊ ህፃውንቲ ኣብ ክፍሊ ኮይኖም ናይ ፀባ ምስታ ወይ ድማ እንዳሰተዩ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ናይ ሕብረተሰብ ተኣኻኺቦም እተን ኣንስቲ ደፊአን ክዳውንተን ናይ ሓዘን ፣ እቶም ሰብኡት ተዓጢቆም ከም ዘለው የመላክት።

እዚ ምስሊ እዚ ዝረአየና ዘሎ ሓደ ናይ ኣርክቲክቸር ህንፃ ኮይኑ ብፃዕዳ ዝትሰርሓ ናይ ማይ መንጫዕጫዕታ ዝተሰበረ እዩ እንአ፡፡

እዙይ እንሪኦ ዘለና ናይ ቤት መስተን ብልዕን ኾይኑ ሓንቲ ሰበይቲ ብናይጥልፊ ተወቂባ ብናይ ቴልቪዥን ይመሓለፉ ክም ዘሎ ምስሊ ይርአየና ኣሎ።

ኣብቲ ምስሊ ዝረአየና ዘሎ ዓይነታት ምግቢ ኮይኑ ኣብቲ ሓደ ፀብሒ ኣብቲ ሓደ ቅጫ ኣብቲ ሓደ ሸሓነ ብሸሓነ ከም ዘለዎ ይረአየና ኣሎ፡፡

ኣብዚ ምስሊ ዝረእየና ዘሎ ሓደ ካብ ናይ ባህላዊ መጫወቲ ሙዚቃ ኮይኑ እቲ ሙዚቃማ ከበሮ ይበሃል። ካብ ኦም ወይ ድማ ካብ ሓፂን ብቆርበት ዝተሰርሐ እዩ፡፡

ኣብዚ ምስሊ ዝሮኦይና ዘለው ናይ ምግብን መሦተን ኾይኑ ኽራር እናተፃወቱ ሰዋ እናሰተዪ ብሽክና ጌሮም ይረአየና ኣሎ።

ኣብ ምስሊ ዝረአየና ዘሎ ተምሃሮ ናብ ቤት ትምህርቲ ኣብቲ ውሽጢ ቤት ትምህርቲ አትዮም ናብ ክለስ እናኸዱ ይርአየና ኣሎ።

እዚ ምስሊ እዚ ዝረአየና ዘሎ ቤት ምግብን መስተን ኮይኑ ኣብቲ በሪ ብቤትሮ እና ዝተፈላለየ ናይ መፋለጢታት ናይ ምግቢ ጋዜጣታት ከም ዘለዉ ዘርእየና እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ሰብኣይ ፀጉሩ ሸንቲሩ ወይ ድማ ኮፈር ኣፍሮ ገይሩ ሚዶ ኣብ ፀጉሪ ሰኪዕዎ ኸም ዘሎ ይርአየና ኣሎ።

እዚ ኣብ ምስሊ ዝርአ ዘሎ ኽልተ ናይ ጥየል ኣማሕሲእ ዝርአ ሓንቲ ፀላምን ፃዕዳን ዝርአ ምስሊ እዩእኒሀ።

እዞም ክልተ ዝረአዩና ዘለው ናይ ራያ ክዳን ተከዲኖም ኣገልድም ሽርጥ ስዋ እናሰተዩ ምስሊ ይረአዩና ኣለው፡፡

ኣብዚ ምስሊ እንሪኦ ዘለና ናይ መሰረታዊ ግልጋሎት ኮይኑ ኣብ ክሻ ፃዕዳ ሽጉርቲ ዝተፈላለዩ ናይ ተክልታት ጉዕ በርበረ ፣ቄሱር እንኤ፡፡

እዚ እንሪኦ ዘለና ምስሊ ናይ ገዛ ኣቁሑ ኾይኑ፤ ካብ ናይ ጨርቅን ካብ ኦም ዝተሰርሐ ኮፍ መበሊ ከም ዘሎ የርእየና።

እዚ ኣብ ምስሊ ዝረአየና ዘሎ ሓደ ናይ መሸጢን መተዓዳደግን ዘሎ ኮይኑ ሓደ ናይ መፋለጢ መሽጥን ኢደ ጥበባትን ጋማን ዘለዎ ኮይኑ ሓደ ከም ስፈ ክዳን ነፀላ ከም ዘሎ ዘርእየና እዩ፡፡

እዙይ እንሪኦ ዘለና መፍለያታት ናይ መጋየፂ ወይ ኸዓ መመላኽዒ ኮይኑ ከምዙይ እርሳስ መሳሊ እኒሀ እና ናይ ቡዙሓት መጋየፅታት ከም ዝርአ ዘሎ የመላኽት።

እዚ ምስሊ ዝረአየና ዘሎ ሓደ ካብቶም ዓይነታት ጨወታ እስፖርቲ ኮይኑ መሰረታዊ ግልጋሎት ድማ ኣብ መርበብ ሓደ ኣብ በሪ ዝተሰለቀለ ዳኛ እንዳጫወቶም ዝረአ ዘሎ ምስሊ እዩ፡፡

ኣብ እዚ ምስሊ ዘርእየና ዘሎ ሓደ ካብ ዓይነ ታት መስተ ኮይኑ ወይ ድማ ኣልኮል ኮይኑ እቲ ኣልኮል ድማ በደልየ ዝባሃል መስተ ናይ ቢራ ከም ዝኮነ ዘርእይ እዩ፡፡

ኣብዙይ ምስሊ ዝርአየና ዘሎ ናይ ንግድን መተዓዳደግን ኮይኑ ኣብቲ ምስሊ ዝኒሀ ናይ ፅላል ናይ ቤተክርስትያን መሸጥን ናይ ጎማ ንእሽተያትን ቆፃል ፣ቀይሕ ፣ብጫን ዘለዎ ዝሽየጠሉ ቦታ ከም ዘሎ እዩ ዘመላኽት።

እዚ ኣብ ምስሊ እንሪኦ ዘለና ናይ ገዛን ናይ በረካን እንስሳ ኮይነን ብሰማይ እንዳበረራ ኣብ ሰማይ ከም ዘለዋ ይረአየና ኣለዋ፡፡

ኣብዚ ምስሊዝረአየና ዘሎ ሓደ ናይ ንግዲ መተዓዳደጊ ኮይኑ ኣብቲ ክሻ ተቀሚጡ ዝኒሀ ድማ ናይ ዓይነታት ተክሊ ኮይኑ ድንሽ ከምዝኮነ እና ሽጉርቲ ዝተወሰነ ከም ዘለዎ ዘርኢ ምስሊ እዩ፡፡

ኣብዚ ምስሊ ዝረአየና ዘሎ ዝተፈላለያ ኣንስቲ ናይ መኮስተረን ሒዘን ብመኮስተር እንዳኮስተረኦ ኣብ ፅርግያ ፅሬት እንዳካየዳ ዘርእየና ምስሊ እዩ፡፡

እዞም እንሪኦም ዘለና ማሕበረሰብን ስድራን ናይ ሃይማኖት ኣከባብራ ብዓል ብዝማሬ እንዳ ካየዱ ተለው ይረአዩና ኣለው።

እዚ ምስሊ ዝርአየና ዘሎ ሓንቲ ናይ ኤክስቫተር ናይ ትራኔስፖርት ኮይና ፤ሽማ ቮልቮ እትብሃል ኾይና ኣብ ፀግዒ መንደቅ ኸም ዘላ ዘርኢ እዩ።

እዚ አብ ምስሊ እንር'ዮ ዘለና ናይ ተፈጥሮን አከባብን ኮይኑ ብማይ ተጋሕጊሑ ገደለል ዝወፀ ይረአየና አሎ።

ኣብዚ ምስሊ ዝረአየና ዘሎ ሓደ መፅሓፍ ናይ 8ይ ክፍሊ ስነ ህይወት መፅሓፍ ተምሃራይ 8ይ ክፍሊ ዝብል ከም ዘሎ ኣብቲ ላዕሊ ምስሊ እዩ ዝኒሀ፡፡

እዙይ ኣብ ምስሊ እንሪኦ ዘለና ሓደ ናይ ዓይነታታት ክዳን ፋሸን ኾይኑ ፤ እቲ ክዳን ገይሮሞዎ እንሀዉ ድማ እቲ ሓንቲ ናይ እቲ ሰብአይ ናይ ሱፍ ፀሊም ሱፍ ጌሩ ኸም ዘሎ እታ ሰበይቲ ናይ ፀሊም ነገር ጌራ ኸም ዘላ የርእየና ኣሎ።

ኣብዚ ምስሊ ዝረአየና ዘሎ ናይ ሓደ ገባር መንበሪ ገዛ ኮይኑ እቲ ክልተ ገዛ ብቆርቆሮ ዝተሰርሐን ሓደ ብሳዕሪ ጎጆ ዝተሰርሐ ከም ዘሎ የርእየና ኣሎ፡፡

እዚ ኣብ ምስሊ እንሪኦ ዘለና ብዛዕባ ናይ ዜና ኣውታር ኮይኑ ናይ ሃይማኖት ብድሕሪኡ ፎቶታት ከም ቅዱስ ገብርኤል ናይ ሶስት ስላሴ እና ባዕሉ ናይ መዛረቢ ማይክ ሒዙ ኣሎ፡፡

እዚ እንሪኦ ዘለና ምስሊ መትሓዚ ማይ ጎማ ኮይኑ ብመክደን ከም ዝተከደነ የርእየና ኣሎ፡፡ ብድሕሪቱ ታንቲየል ከም ዘለዎ የርኢ፡፡

ኣብዚ ምስሊ ዝረአ ዘሎ ናይ ኣብ ቤት ትምህርቲ ኮይኑ እዞም መምህራን ጓውን ተከዲኖም ኣፍቲ ቅድሚ ራኣይ ቤት ትምህርትና ወይ ድማ ናይ ስነ - ምግባር ናይ ልዕልነት ከምኡ ዝበሉ ዝረአዩና ዘለዉ ምስሊ እዩ፡፡

እዚይ እንሪኦ ዘለና ምስሊ ናይ ሓደ ናይ ሃይማኖት ቦታ ኾይኑ ምስሊ ፎቶታት ናይ መላእኽቲ ኸም ዘሎ ዘርኢ ፎቶ እኒሀ።